ኣብ ከባቢታት ትግራይ ነገስታት ወይ ክዓ መሳፍንቲ ዝቅበርሉ ወይ ክዓ ዝነብሩሉ ቦታ ኣዝዩ ዝተፈለጠን ዝማዕረገን እንትኸዉን እዚ ድማ ኣብ ከባቢ ኣኸሱም ሓወልቲ ዝርከብ ናይ ሃፀያት መቃብር መእተዊ ቦታ እዩ፡፡

ካብ እቶም ኣብ ሕጂ ግዜ ወይ ከዓ ኣብ ቀረባ እዋናት ብበዝሒ ፈንጢቆም ዝወፁ ዘለዉ ናይ ዜና ማዕኸናት ሓደ ቲቪኤስ ዝባሃል ናይ ትግርኛ ዜና ማእኸል እዩ፡፡ ሕዚ ድማ ወርሒ ጥሪ ኣብ ቲቪኤስ ዝብል ፕሮግራም ዘመሓላልፍ ወይ ከዓ የማሓላልፍ ኣሎ፡፡

ኣብ ብዙሕ ቢሮታት ኣብ ናይ ግሊ እንደገና ድማ ኣብ ናይ መንግስታዊ ዘይመንግስታዊ ትካላት ክንረኽቦም እንኽእል ነገራት ሓደ እንትኸዉን ንመፋለጢ መደገፊ ዘገልግለና ማስቱሽ ምስ መልከይኡ እዩ ፡፡

ሓደ ማሕ/ሰብ ካብ ዘድልይዎ ወይ ከዓ መረዳእታት ካብ ዝውዎ ዝምግብዎ ሓደ ናይ ዜና ኣውታር እንትከውን ምስ ዕድመ ፀገብ ወይ ካዓ ፍሕጥ ዝኮነ ዜና ኣውታር ድምፂ ወያነ ትግራይ ይብሃል።

ሕርሻ ክልልና ብዚ ኣብ ትግራይ ተፈጢሩ ዝነበረ ኹነታት ኣዝዩ ዝተዳኸመ እንትኸውን ሕጂ ድማ ሓረስቶስ እቲ ኽልል ብዝተፈላለዩ መንገድታት ምህርቶም እንተልምዑ እንትደንፍዑ ዘርእየና እዩ፡፡

ኣብ ትግራይ ዝተፈላለዩ ትምህርቲ ቤታት ዘለዉ እንትኾኑ እዞም ትምህርቲ ቤታት ካብ ቀዳማይ ክፍሊ፣ ካብ ናይ መዉዓሊ ህፃናት ጀሚሩ ክሳብ ዓሰርተ ክልተ ክፍሊ ዩኒቨርሲቲ ሓዊሱ ንተምሃሮ ዝተፈላለዩ ብርክታት ዝቅስሙሉ እንትኾኑ እዚ ድማ ናይ ተግባር ተኮር ትምህርታት ዝዉሃበሉ ኣርማ እዩ።

ኣብ ከተማታት ትግራይ ወይ ከዓ አብ ክልል ትግራይ ካብ ዘለዎ ዓበይቲ ዩኒቨርስታት ሓደ መቀለ ዩኒቨርስቲ እዩ፡፡ መቀለ ዩኒቨርስቲ ድማ ካብ ካለኦት ዩኒቨርስታት ዝፈልዮ ናይ በዓሉ ዝኮነ ምልክት ዘለዎ ወይ ከዓ ኣርማ ኣለዎ እዩ፡፡

እዚ ኣብ መብዛሕቱ ከባብታት ትግራይ መስራቤታት ንተገልገልቲ ወይ ናይቲ ትካል ተገልገልቲ ኣካላት ሓሳብ መዉሃቢ ዘቀምጥዎ ዓይነት ደብተር እዩ ።

ንሕብረተሰብ ንዝተፈላለዩ መከናታት ንእግሩ ፣ ንስራሕ፣ ንመጓዓዓዚ ወይ ከአ አቅሓ ካብቲን ናብቲን ንምሽጋር ዝጥቀምሎም ዝተፈላለዩ ተሽከርከርቲ ምህላዎም ዝፍለጥ ኮይኑ፤ እዚአ ድማ በዓል አርባዕተ እግሪ ኮይና ንእስ ዝበለት ናይ ገዛ፣ ናይ ቢሮ አቑሑ መመላለሲት፡፡

አብ ትግራይ ካብ ዝፍለጡ አቃሓ ወይ ካዓ ባህልን ጥበብን ናይ ትግራይ ክገልፁ ካብ እክእሉ ሓደ ዕትሮ እዩ ዕትሮ ድማ ካብ ጭቃ ተለቢጡ ዝስራሕ ናይ ማይ መምፂኢ እዩ ወይ ከዓ መውረዲ አቃሓ እዩ፡፡

ኣብ ታሪኽ ኢትዮጰያ ዝለዓለ ቦታን ክብርን ዘለዎ ጎቦታት እንትኾኑ ኣብ ከባቢ ዓድዋ ድማ ይርከቡ። እዞም ጎቦታት ነንሕድሕዶም ዝተኣሳሰሩ ዝተሓላለኹን እንትኾኑ ነቲ ገፀ-መሬት ድማ ዝለዓለ ገፀታ ወይ ካዓ መልክዕ ይህብዎ።

ትካላት ተራድኦ ሰናያት ወይ ካዓ ገበርቲ ሰናያት ኣብ ትግራይ ኣብ ትግራይ ተፈጢሩ ብዝነበረ ኩነታት ኣመልኪቶም ነቲ ሕብረተሰብ ዝህቡ ዝተፈላለየ ግልጋሎት ዝህቡዎ ናይ ዝተፈላለዩ ትካላት ምህላዎም የረጋግፅ። ካብኣቶም ድማ ሓደ መዲሲን ሳንስ ፍሮንተር ወይ ካኣ ዶብ ሸገር ዶጋትር ዝብለል ተራድኦ ድርጀት እዩ።

አብ ከባቢታት ገጠር ብፍላይ ድማ አብ ከባቢታት ምዕራብ፣ አብ ከባቢታት ማይ መክደን እንደገና ድማ አብ ከባቢታት ራያ ብበዝሒ ዝዝውተር ናይ ገዛ ዓይነት እንትኸውን፤ አጉዶ ተባሂሉ ድማ ይፍለጥ፡፡ አብ ልዕሊኡ ድማ ብሳዕሪ ዝተሸፈነ እዩ፡፡

ምግቢን መስተን ግልጋሎት ካብ ዝህቡ ትካላት ሓደ ምግቢ እዩ፡፡ እዚ ድማ እቶም አካላት ወይ ካዓ እቶም ወነንቲ ትካል በቢ ትሕዝቶ ናይቲ ቤት ምግቢን መስተን ዋጋ ዘውፅኡ እንትኾኑ፤ እዚ ግን አብ ዓበይቲ ሆቴላት ዝርከብ ቤት ምግቢን መስተን እዩ፡፡

እዚ ድማ እቶም ወይ ከዓ ኣብ ትግራይ ዘለዉ ናይ ስፖርቲ ውድድራት ሓደ ናይ ሰብዓ እንደርታ ወይ ከዓ መዓም መቀል ተባሂሉ ዝፍለጥ ስፖርቲ ክለብ መፍለዪ ባንዴራ እዩ ።

እዙይ ካብቶም ኣብ ትግራይ ተፈለጥቲ ዝኮኑ ባህልን ጥበብን ናይ ትግራይ ዘሪኡ ሓደ ናይ ጓሓፍ መልዓሊ ኣቅሓ እንትከውን ሽሙ ድማ መኮስተር ይብሃል። ካብ ላኻ ዝስራሕ እንትኸውን ብጣዕሚ ጠንካራን ምንድርቤት ንምኹስታርን ወይ ንምፅራይን ዘገልግል እዩ።

ተጋሩ ብፉሉይ መልክዑ ካብ እንፍለጠሉ ሓደ አካል ወይ ከዓ ሓደ ባህልና ሙዚቃ እንትኸውን አብ መርዓ፣ አብ ድግስ፣ አብ ክርስትና ከም መማላክዒ ወይ ከዓ ድምቀት መፍጠሪ ተገይሩ ዝውሰድ ሓደ መዘናግዒ እዩ።

አብ ክልልና ዝተፈላለዩ ቅድታት ክዳውንቲ ናብ ሕብረተሰብ ንምብፃሕ ወይ ድማ ንምፍላጥ ወይ ንምውፋር ደቂ አንስትዮ ክልልና ዝተፈላለዩ ቅድታት ዘለዎም ክዳውንቲ ተከዲነን አካይዳ ዘርኢ እዩ።

ትግራይ ሚድያ ሃውስ ተባሂሉ ዝፍለጥ ናይ ዜና ኣውታር ወይከዓ ናይ ዜና ማእከል እንትከውን ብበዝሒ ድማ ብትግርኛ ዘቅርብዎ ናይ ብትግርኛ ትሕዝቶ ዘለውዎም ፖለቲከታት ትንታነታት ትሕዝቶ ዘቅርብ እና ዝተፈለጠ ሓደ ናይ ዜና ኣውታር እዩ።